እዝ ኢንጀራ ፍርፍርሆይኖ ድኅሪ ጥ ጥሕሎ ምሰላዕኻ ድኅሪ ጥሕሎ ብጠስሚገኢልፍ ብጠስቢ ጌርካይፍፈር ካዉ ኣብ ዓዲግራት በዘኂ ዓዲግራት እዩ ኣብ ዓጋም እናተዋረ ስለጥ ዓዲኣዊ ኢልግከም ህላዊ ባህላዊ ምግቢ እዩ።

እዚ እንሪኦ ዘለና ምስሊ እፅዋት ኮይኑ ዓይነታት ተክሊ እዩ፡፡ እንታይ ዓይነት ተክሊ ይመስል? እንታይ ዓይነት ተክሊ እዩ ዝብላዕ ድዩ ወይስ ንምንታይ ንጥቀመሉ?

ባህላዉ ሠዓሰዕት ኾይኑ ኣውርስ ትናተባለ ልፍለጥ ኣብ ተንበን ናኣፍዝኃ ካለይ ኣብኣሻንዳ ድግሠዓሰዩ ኣርስትናትዓለ ይፍለጥ በሕላዊ ሠዓ ሰት እዩ::

ኣዚ ጽርግያ ጽርጋ ብጥርጋዮ ኣብዝዝጽርጋ እንስሓትና ዝእንሳኻ ኣይ ገዛ እንሳዩ ንምግነትን ጥቀመሉ ንሕርሻን ጥቀመሉ በዕራይ ይበሃል በዕራይ ወይ ክዓ ላሕሚ ይባሃል።

እንስሳ ናይ በረኻ እንስሳ ኾይኖ ዝብኢ ይበሃል ዝብኢ ነታሃለል ፍለጽ እንስሳ ኾይኖ ኣብዛኅ ብተፈጥሮ ሓንካስ እዮ ኣንቲ እግሩ ሓንክስ ሓንክስናበለል ጓዕዝ ዩ።

ኣደ ምስ ውላዳኛ ቈልኣ ኃዚላ ውላደ ኃዚላ ና ግሕዓሳ መታህደል ፍለጥኩናኖ ተወናኛ ብጀዲድ ኃዚላትን እያ ዘላ።

ሥእለዓድኖ ንለና ንግዲ ናይ ቦታ ሸጠናይ ሥልዓድኖ በሸጣ ሸጠሉ ባኅታት እና ናብ ሰባት ብተሣን ትናሣሎም ነጸላ ገይሮም ልኸዱ መንቃብ መንገድለን እዮም።

ባህል ትግራይ ይኾይኑ አሽንዳ ናተብሃለ ይፍለጥ በዕላት ኣብ ብደቃንስቲዮ ብጨል ልብደቃንስት ልኽበር ኣካብራ ሸንዳ ኣይጳል በዓሊይጳል ሸንዳ በዓላት ኣብ ሓ ቦታላትካዓ ዓይንዋር ናታለይፍለጥ::

ንግድን ምትዕላደግር ቦታ ኾይኑ ሳይክል መሸጣ በዓልክልተድ ናይ ሓደ ሰብ ኢያት ስሕዝ መጐዓ እዚያ ያ ናይ ውልቀ ሰብ መጐዓእዚያ።